መፅሓፍትን ጋዜጣን ማለት ሰባት ንካልኦት ንፍልጠታትን ንመፅናዕትን ምርምርን ዝጥቀምሎም ኮይኖም እዚኣቶም ብምህላዎም ድሞ ኣነ መሰረታዊ ፍልጠት ስለዝኮነ ብጣዕሚ እዩ ደስ ዝብለኒ፡፡

ጉዕዞ ቱሪዝም ናይ ደቂ ሰባት መሐደስን ናይ ስነ ኣእምሮኦም ለዉጢ ንምምፃእን ኢሎም ካብ ዝኸድሎም ቦታታት ኮይኖም እዚኣቶም ብምህላዎም ድማ ኣነ ብጣዕሚ ደስ ይብለኒ::

ኤለክትሮኒክስ ዝተፈላለዩ ዓይነታት ኤሌክትሮኒክስ ኣለው፡፡ ንኣብነት መጎጎ ኤሌትሪክ ካብ ትክን ካልኦት ነገራትን ንምክልካልን ሰዓትካ ቆጢብካ ንምስንካትን እትጠቅም እያ፡፡ መጎጎ ኤሌትሪክ ብምህላዋ ኣዝያ እያ ደስ እትብለኒ፡፡

መሳርሒ ማለት ዝተፈላለዩ ዓይነታት መሳርሒ እዮም ሰባት ብሂወት ንክነብሩ ዝተፈላለዩ ዓይነት መሳርሒ ይጥቀሙ እዮም እዞም መሳርሕታት እዚኦም ብምህላዎም ድማ ኣብ ሰዓቶም ስለ ዝሽፍነሎም ደስ ይብሎም እዩ።

ተፈጥሮኣዊን ኣከባቢን ማለት ብናይ እግዚኣብሄር ዝተፈጠሩ ኮይኖም ከም ጎቦን ሽንጥሮታትን ካልኦት ነገራትን እዮም። እዚኣቶም ብምህላዎም ደሞ ሰባት ኣዝዩ ደስ ይብሎም ።

ፋሽን ማለት ዝተፋለለየ ፋሽን ክከውን ይክእል እዩ። በተለይ ኣብ ክዳን ኣብ ዝተፈላለዩ ናይ ኤሎክትሮኒካት ይኩን ካልኦት ፋሽናዊ ነገራት ኣለው። እዞም ፋሽናት ብምህላው ብጣዕሚ ደስ ይብለኒ።

መጋየፅን መመላክዕን ንመንፀባረቕን ደስ ውበት ንምምፃእ ዝጠቕሙ ኮይኖም ብተለይ ኣብ ደቂ ኣንስትዮ እዚ መንፀባረቒ እዚ ብምህላዉ ደሞ ኣነ ከም ጓል ኣንስተይቲ ብጣዕሚ እዩ ደስ ዝብለኒ።

ስፖርማርኬት ማለት ዝተፋላለዩ ኣቁሑት ሓፈሻዊ ነገራት ዝኽዘነሉ ናይ ዕዳጋ መግለፂ ኮይኑ እዚ ብምህላው ዶሞ ብጣዕሚ ደሰ ባሃሊ እዩ፡፡

ኣርማ ማለት መግለፂ ናይ ሓደ ነገር እዩ፡፡ ንኣብነት ኣብ ባንዴራ ኢትዮጵያ ዘሎ ኣርማ ናይ ድሕንነትን መስዋእትን ይገልፅ፡፡ ኣርማ ብምህላው ደሞ ኣዝዩ ደስ በሃሊ እዩ፡፡

ምግብታት ማለት ካብቶም ዝተፈላለዩ ዓይነታት ምግብታት ኮይኑ እዞም ምግብታት ብምህላዎም ሰብ ንክነብር ካብ ዘድልዩ እዮም፡፡ እዚኣቶም ብምህላዎም ደሞ ብጣዕሚ ደስ በሃሊን ፅቡቅን እዩ፡፡

ባህላዊ ሕክማና ማለት ካብ ዝተፈላለዩ ኣትክልትን ተፈጥሮኣዊ ነገራትን ዝርከቡ ኮይኖም በተለይ ቀዳሞት ወለድና ዝጥቀሙሉ ዝነበሩ እዮም፡፡ እዚኣቶም ብምህላዎም ደሞ ኣዝዩ ደስ በሃሊ እዩ፡፡

ጫማ ማለት መርገፂ እግሪ ዝጠቅም እዩ። እዚ ብምህላው ደማ ደቂ ሰባት ንዝተፈላለዩ ነገራት ስለ ዝከላኸሎም ከም እሾኽን ካልኦት ነገራትን ይጠቅም። እዚ ብምህላዉ ደሞ ኣዝዩ ደስ በሃሊ እዩ።

ናይ ገዛን በረኻን እንስሳት ናይ ገዛ እንስሳት ንመፅዐንን ን ምግብን ይዉዕሉ። ናይ በረኻ እንስሳት ደሞ ንመሐደሲ ስነ አእምሮ ዝዎሉ እዮም። እዚ ብምህላዉ ደሞ ብጣዕሚ ደስ ይብለኒ ።

መሳርሒ ማለት ዝተፈላለየ ዓይነት መሳርሒ አሎ፡፡ ሰባት ሂወቶም ንክመርሑ ኢሎም ካብ ዝጥቀምሉ መሳርሒታት ቀለልቲ መሳርሒታት ክኮኑ ይክእሉ፡፡ ከበድቲ መሳርሒታት ክኮኑ ይክእሉ እዮም፡፡ እዞም መሳርሒታት እዚኦም ብምህላዎም ደሞ ግዜ ንምቁጣብ ስለንጥቀመሎም ብጣዕሚ እዩ ደስ ዝብለኒ፡፡

ታሪክን ተፈጥሮን ማለት ናይ ሓደ ነገር መግለፂ ኮይኑ ብዛዕባ ሓዱሽ ነገርን ብዛዕባ ቅድም ዝበለን ዝገልፀልና ኮይኑ ደቂ ሰባት ንስነ-አእምሮኦም ይኩን ንካሊእ ተሞክሮታት ዝወስድሉ ኮይኑ እዚ ምህላው ድማ ብጣዕሚ እዩ ደስ ዝብለኒ፡፡

ሃይማኖት ማለት እምነት ማለት እዩ፡፡ ዝተፈላለዩ ዓይነታት ሃይማኖት ኣለዉ፡፡ ከም ኦርቶዶክስ ሃይማኖት፣ ሙስሊምን ካልኦት ሃይማኖትን ኣለዉ፡፡ እዚ ብምህላዉ ደማ ሰባት ብህይወት ንኽነብሩ እምነት ስለዘድልዮም ብጣዕሚ ደስ ይብሎም፡፡